ምግቢ ማለት ንወዲ ሰብ ካብቶም መሰረታዊ ድልየት ዝባሃሉ ሓደ ኮይኑ ሰብ ጠጠው ኢሉ ንምንቅስቃስ ሰውነት ንምህናፅ ነብስካ ናይ ሰውነት ቅርፂ ንክህልዎ ይጠቅም፡፡ ምግብታት ብዝተፈላለዩ መንገድታት ብምስራሕ ናብ ሰውነትና ክንጥቀመሉ ንክእል ኢና፡፡ ንኣብነት ከም እንጀራ፣ ሕባሻ፣ ቅጫ ምስ ዝተፈላለዩ ፀብሒ ሓዊስካ ምጥቃም ይካኣል እዩ፡፡ ንስካትኩም ከ እንታይ ዓይነት ምግቢ ትምገቡ።

ገዛ ኣቑሑ ኣብ ውሽጢ ገዛ እንግልገለሉን መሳርሒ እዩ። ንኣብነት ወንበር፣ መደቂ ሲ እንጥቀመሉ ከም ፀብሒ ፃሕሊ እንሰርሓሉ ወይም ብረድስቲ፣ ካራ ፣ማንካ ናይ ቡና ኣቁሑ ፍንጃል፣ ማንካ፣ ጀበና ወዘተ ክኾኑ ይክእሉ እዮም። ኣብ ሂወትና ዓብይ ለውጢ ዘምፅኡ እዮም። ምንም ዓይነት ናይ ገዛ ኣቑሑ እንተዘይህሉዉስ ብምታይ ክንሰርሕ ነይርና?

መሳርሒ ማለት ዝኮነ ይኩን ናይ ገዛ ኣቁሕ ናይ ሓረስታይ መሳርሒ ተክሊ፣ ናይ ሙዚቃ መሳርሒ ብዝተፈላለየ መንገዲ ክንገልፆ ንክእል ኢና፡፡ መሳርሒ ኣብ ዕለት ዕለት ሂወትና እንጥቀሞን ንምሳርሒ እንጥቀመሉን እዩ፡፡ ንኣብነት ጅማ፣ ሚስማር፣ ጣውላ ዝመሳሰሉ ክራር ናይ ሙዚቃ መሳርሒ ንምስራሕ ይጠቅመና፡፡ ኣብ ሂወትና መሳርሒ መሰራተዊ ነገር እዩ ኢልኩም ትሓስቡ ዶ?

መንበሪ ገዛ ማለት ናይ ወዲ ሰብ መሰረታዊ ድሌታት ካብ ዝበሃሉ ሓደ እዩ። ገዛ ሓደሰብ ካብ ድካሙ ዊዒሉ ዘዕርፈሉ፣ ኣብ ቁሪ፣ ንፋስ ንፀሓይን ዓርሱ ዝከላከለሉ መዕቆቢ እዩ። ብዘመናዊ ን ብባህላዊን መልክዕ ዝተሃነፀ እዩ። ገዛ እንተዘይህሉ ወዲ ሰብ እንታይ ምኮነ ነይሩ?

ስፖርት ማለት ናይ ባዕሉ ዝኽነ ጥንካረን ብቕዓትን ብተወሳኺ እዉን ዉጽኢት ዘለዎም ምስዓርን ዘይምስዓርን ዘካተተ እዩ። ስፖርት ንሰዉነትና ካብቶም ጠቐምቲ ዝብሃሉ ሓደ እዩ። ንኣካላትና ዘፍታሕቱሕና ኣእምሮና ንጹር ዝገብረልናን እዩ። ንኣብነት ከም ጉያ፣ ዝላ ፣ኳስ ፣ ሳዕስዒት እዮም። ስፖርት ዘይሰርሕ ሰብ ብዙሕ ሕማማት ይጓንፎ። ስፖርት እንታይ ጥቕሚ ኣለዎ?

አትክልትን አሕምልትን ማለት ካብ ተኽሊታት ንረኽቦ ናይ ምግቢ ዓይነታት ኮይኖም ሕማም ተኸላኸልቲን ን ጥዕናና አገደስቲን ምግብታት እዬም። ከም ቆስጣ፣ ሰላጣ፣ ፓፓየ፣ ጎመን፣ ሓምሊ፣ ሙዝ፣ ኣራንሺ ዝአመሳሰሉ እዮም። አትክልትን አሕምልትን ብዝተፈላለዩ መንገዲ ብምጥቃም ብዙሕ ረብሓ ንረክብ። አትክልትን አሕምልትን በምምጋብ ብምጥቃም ንጥዕናና ክንደይ ጥቅሚ አለዎ።

ኣርማ ማለት ናይ ዝኮነ ነገር መፍለይ ምልክት ማለት ናይ ሃገራት ክከውን ይክእል፣ ናይ ሃይማኖት፣ ናይ ትካላት ዝመሳሰሉ መፈለይ ንኣብነት ባንዴራ ናይ ሓንቲ ሃገር ኣርማ እዩ ክውክል ይክእል እዩ፡፡ ምክንያታዊነት ብዘለዎ መንገዲ ኣርማ ክገብሩ ይክእሉ እዮም፡፡ ክሳብ ሕዚ ሪኢና ጥራይ ብኣርምኦ ንምፈላይ ዝከብደና ዓዲ ኣሎ ዶ?

መሳርሒ ማለት ናይ ዕለተ ዕለት መሳርሒትና ንምስላጥ ዝጠቅሙና ነገራት ማለት እዩ፡፡ ንኣብነት ናይ ምግቢ መሳርሒ፣ ናይ ሙዚቃ መሳርሒ፣ ናይ ሕርሻ መሳርሒ ወዘተ ዝተፈላለዩ መሳርሕታት ኣለው፡፡ ንኣብነት ብረት፣ ጣውላ፣ ምስማር ወዘተ እዮም፡፡ መሳርሒ ተዘይህሉ እንታይ ምተጠቀምና ነይርና ?

መስተታት ንደቂ ሰባት ብመልክዕ ፈሳሲ ገይሮም ናብ ሰውነቶም ዝወስድዎ እዩ፡፡ ብዙሕ ዓይነት መስተታት ኣለው፡፡ ንኣብነት ከም ማይን፣ ልስሉስ መስተ ፣ትኩስ ነገር ኣልኮል እንትኾኑ ኣልኮል መስተ ንጥዕናና ጎዳኢ እዩ፡፡ ኣልኮል ብበዝሒ ክንሰቲ ከለና እንታይ ዓይነት ጉድኣት ከጋጥመና ይኽእል?

ትራንስፖርት ኣብዛሓ ግዜ ንምቅልጣፍ ካብ እንጥቀመሎም ነገራት ሓዳ ተሽከርከርቲ እዮም ፣ ንሳቶም ከብ ሓደ ሰብ ካብ ቦታ ናብ ቦታ ንምምልላስ ወይ ከዓ ከበድቲ ነገራት ንመቅስቃስስ ይጠቅሙ። ንስኩም ከ እንታይ ዓይነት ናይ ትራስፖርት ኣማራፂ ትጥቀሙ።

ቤት ምግብን መስተን ማለት ንደቂ ሰባት ብመልክዕ መሸጣ ናብ ተጠቀምቱ ምግቢ ክኾን ይኽእል መስተ ፡፡ ብመሰረት ድሌት ክነቅርብ ከለና ማለት እዩ፡፡ ካልኣይ ድማ ብመልክዕ ንግዲ ኣታዉ ንረኽበሉ ሂወትና ንቕይረሉን መንገዲ እዩ፡፡ ኣብ ቤት ምግቢን መስተን ኣቲና ክንረኽቦም ንኽእል ንኣብነት ከም ሽሮ-ስጋ ፀብሒ፣ ሩዝን ኣሕምልቲ ትኩስን ዝሑልን መስተን እዮም፡፡ ንስኹም ከ ብበዝሒ እንታይ ዓይነት ምግቢ ትእዝዙ?

ስራሕ ማለት ሓደ ሰብ መሰረታዊ ድሌቱ ንምምላእ ኮነ መሰርታዊ ንዘይኮነ ድሌት ንዘይምምላእ ዝግበር ምንቅስቃስ ስራሕ ይብሃል። ስራሕ ብተፈጥሮ ሕጊ ፅንዓት ዓቅሚ ማለት እዩ። ሓደ ሰብ ብውልቅኡ ክኮን ይክእል ብመንግስቲ ደረጅት ሰርሕና ገንዘብ እንረክበሉ ትካል እዩ። ንስኩም ከ ኣብ ምንታይ ዓይነት ስራሕ ትሳተፉ?

መስተ ማለት ደቂ ሰባት ብመልክዕ ፈሳሲ ገይሮም ናብ ሰዉነቶም ዝወስድዎ እዩ፤ ብዙሕ ዓይነታት መስተታት ኣለዉ። ንኣብነት ከም ማይ፣ ልስሉስ መሰተ፣ ትኩስ ነገር እንትኾኑ ኣልኮል እዉን ሓደ ናይ መስተ ኣካል እዩ። ኣልኮል መስተ ንጥዕናና ጎዳኢ እዩ። አልኮል ብበዝሒ ክንሰቲ ከለና እንታይ ዓይነት ጉድኣት ከጋጥመና ይክእል?

መስተ ማለት ንደቂ ሰባት በመልክዕ ፈሳሲ ገይሮም ናብ ሰውነቶም ዝወስዱዎ እዩ። ብዙሓት ዓይነታት መስተታት ኣለው። ዝጠቅሙን ዘይጠቅሙን መስተ ይበሃሉ ።ንኣብነት ፦ዝጠቅሙ ከም ማይ፣ ልስሉስ መስተ፣ ትኩስ ነገር እንትኮኑ ዘይጠቅሙ ድማ ኣልኮል መስተ ዝበሉ እዩም። ኣልኮል መስተ ንጥዕናና ጎዳኢ እዩ። ኣልኮል ብበዝሒ ክንሰቲ እንተለና እንታይ ዓይነት ጉድኣት ከጋጥመና ይክእል?

ስራሕ ማለት ሓደ ሰብ መሰራታዊ ድልየቱ ንምምላእ ኮነ ዘይመሰረታዊ ድሌት ዘይምምላእ ዝግበር ምንቅስቃስ ስራሕ ይባሃል፡፡ ስራሕ ብተፈጥሮ ሕጊ ፅንዓት መሰረት ብጉልበት ዝመሓላለፍ ዓቅሚ ማለት እዩ፡፡ ሓደ ሰብ ብግሊ ክኮን ክእል ብመንግስቲ ድርጅት ሰሪሕና ገንዘብ እንረክበሉ ትካል እዩ፡፡ ንስኩም ከ ኣብ ምንታይ ዓይነት ስራሕ ትሳተፉ?

ምግብን መስተን ማለት ንደቂ ሰባት ብመልክዕ መሸጣ ናብ ተጠቀምቲ ምግቢ ክኮን ይክእል መስተ ብድሌቶም መሰረት ክነቅርብ ከለና ማለት እዩ። ካልኣይ ድማ ብመልክዕ ንግዲ ኣታዊ ክንረክበሉን ሂወትና እንቅይረሉን መንገዲ እዩ። ኣብ ቤትምግብን መስተ ኣቲና እንረክቦም ንኣብነት ከም ሽሮ፣ ስጋ፣ ፀብሒ ዝሑልን ትኩስን መስተን እዮም። ንስኹም ከ ብበዝሒ እንታይ ዓይነት እትጥቀሙ?

ጫማ ማለት ኣብ ኣብ እግሪ ሰብ ዝግበር ናይ እግርና ቆርበት ብቁሪን ፣ሓፂን መፂን፣ በላሕቲ ነገራት ንከይጉዳእ ሸፊኑ ዝሕዝ እዩ። ጫማ ንእግርና ካብ ምክልካል ሓሊፉ ደስ ዝብልን ሰብን መልክዕ ክህልዎ ይገብር፡፡ ጫማ ናይ ዓለም ለከ ናይ ንውሓት ተባሂሉ ይፍለጥ፡፡ ንስኩም ከ ጫማ ትገብሩ ዶ?

ታሪክ ማለት ኸዚ ዘለናዮ ዘመን ዝገልፅ ካብ ናይ ቀደም ግዜ ዝነብረ ፍቅሪ፣ ባህጊ መንነትን ዝተሰርሑ ነገራት ዝዝንቱን እዩ። ተፈጥሮ ማለት ድማ ብሰብ ዘይስራሕ ብተፈጥሮ ዝርከብ እዩ። ግን ዘለና ተፈጥሮ ሰባት ብዝተፈለየ መልክዕ ኣመሓይሾም ደስ ዝብል መልክዕ ይህብዎ። ንኣብነት ከም እምኒ ኣመሓይሾም ቅርፂ ኣውፂኣኦምን ሓወልቲ ምስራሕ ኣብ ኸባቢኹም እንታይ ዓይነት ሃፍቲ ተፈጥሮ ኣለኩም?

መጋየፂ ማለት ደቂ ኣንስትዮ ይኹን ደቂ ተባዓትዮ ካብ ተፈጥራዊ ፅባቀኦም ወፃኢ ዝተፈላለዩ ከም ሰዓት፣ ወርቂ፣ ብሩር ካልኦትን ተጠቂሞም መልክዕ ዝውስኽሎም እዩ።

ኤሌክትሮኒክስ ሓደ ዓዉደ ሳይነስ ቴክኖሎጂ እንትኸዉን ብዛዕባ ኤሌትሪክንኣውትፑትን ዘፅንሕ ኮይኑ ዘመን ዘምፅኦም መተግበሪታት እናተጠቀመ ምዕባለ አብ ምርምር ዘርኢ ዓወዲ እዩ፡፡ ኤሌክትሮኒክስ ብኣግባቡ ዶ ንጥቀመሉ?

ሃይማኖት ማለት ሰባት ምስ አመኑ እምነቶም ዝገልፅሉ መንገዲ እንትኸዉን በቢእምነቶምን ኣብ እምነቶምን ዝስራሕ ሕግታት ምክንያት ዝተፋላለየ መግለፅታት ዘለዎ እንትኸዉን ዋና ስርሑ ግን ሰባት ምስቲ ዝኣምንዎ ኣምላክ መራከቢ መንገዲ እዩ። ከም አብነት ክርስትና ፣ ኣስልምና ዝመሳስሉ እዮም። ኣየናይ ሃይማኖት ኣብ ዓለምና ዝስፍሐ ተከታሊ ዘለዎ ይመስለኩም?

ኣትክልትን ኣሕምትን ማለት ናይ ምግቢ ተዋፅኦታት ኮይኖም ኣብ ጥዕና ወዲሰብ ዑዙዝ ዝበሃል ግደ ዘለዎም እዮም። ኣብ ውሽጦ ብዝርከቡ ቫታሚናት መሰረት ኣዝዮም ጠቐምቲ ዝበሃሉ ምግብታት እዮም ።ንኣብነት፦ ከም ሓምሊ፣ ጎመን ፣ቆስጣን ስላጣ ካልኦትን ዝመሳሰሉ እዮም። ንስካትኩም ኣትክልትን ኣሕምልትን ተጠቀምቲ ዲኩም?

ስፖርት ማለት ናይ ባዕሉ ዝኮነ ዘለዎ እዩናይ ባዕሉ ዝኮነ ኣካላዊ ትሕዝቶ ኣለዎ፡፡ ስፖርት ካብቶም ጠቀምቲ ዝበሃሉ ሓደ እዩ፡፡ ስፖርት ስፖርት ዘይ ሰርሕ ሰብ ቡዝሕ ሕማማት የጋጥሞ ንስካትኩም ከ ስፖርት ትሰርሑ ዶ ?

መፈላጢ ማለት ሰባት ወይ ትካላት ምህርቶም ንምልላይ ብዝተፈላለዩ መንገዲ ተጠቒሞም ኣብ ዝሓፀረ ግዜ ምስ ህዝቢ ዝራከብሉ መንገዲ እዩ። ንኣብነት፦ ናይ መመላክዒ ናይ ምግቢ ወይ ድማ ናይ ኣልባሳት ክኾን ይኽእል እዩ። ንስኻትኩም ከ እንታይ ዓይነት ምህርቲ ኣፋሊጥኩም ትፈልጡ ?

ኣትክልትን ኣሕምልትን ማለት ናይ ምግቢ ተዋፅኦታት ኮይኖም ኣብ ጥዕና ወዲሰብ ዕዙዝ ዝበሃል ቦታ ዘለዎም እዮም ። ኣብ ውሽጦም ብዝርከቡ ቫይታሚናት መሰረት ኣዝዮም ጠቀምቲ ዝበሃሉ ምግብታት እዮም። ንኣብነት ከም ሓምሊ፣ ጎመን ቆስጣ ፣ስላጣ ካልኦትን ዝመሳሰሉ እዮም ።ካብ ኣትክልትን ኣሕምልትን ኣየናይ ጥዑም ይመስለኩም?

ሃይማኖት ማለት ድቂ ሰባት ንዝኣመንዎ ኣምላክ እምነቶም ዝገልፅሉ መንገዲ እንትከዉን በቢ እምነቶን ኣብ እምነቶም ምስ ዘለዉ ሕግታት ምክንያት ዝተፈላለዩ መግልፅታት ዘለዎ እንትከዉን ዋና ስርሑ ግን ምስቲ ዘኣምነዎ ኣምላኽ መራከቢ መንገዲ እዩ። ከም ኣብነት ክርስትና እስልምና ዝመሳሰሉ እዮም። ንስካትኩም ኸ እንታይ ዓይነት ሃይማኖት ተወተልቲ ኢኹም?

ደቂ ሰባት ናይ ኣልኮል መስተ ኮይኑ ስለምስታይ ዝተፈላለየ ዓይነት ኣመለኻኽታ ኣለዎም። ንብዙሕ ስድራ ኣብቲ ውሽጢ ኣልኮላት መስተታት ምስ ምግቢ ኩሉ ግዜ ይቐርቡ። ካልኦት ስድራ ድማ ኣልኮል ምስታይ ፈፂሙ ከም ሓጢያት ጌሮም ይወስድዎ። ኣልኮል ምስታይ ወይ ኣብዘይምስታይ ሰብ ኩሉ ነናይ ባዕሉ ውሳነታት ክውስን ይግባእ። ኣልኮል ምስታይ ኣብ ህይወትና ሳዕቤን ኣለዎ ዶ?

መሰረታዊ ልምዓት ማለት ኣብ መነባብሮ ደቂ ሰባት ዓብይ ሓገዝ ዝገብር ኮይኑ መሰረታዊ ድሌታት ዘማልእ ከም መጓዓዝያ ትምህርቲ ቤት ጥዕና ጣብያ ግልጋሎት ማይን መብራህትን ዘጠቓለለ እዩ። መሰረታዊ ልምዓት ንሓንቲ ሃገር እንታይ እንታይ ዓይነት ለውጢ ይምፅእ?

ተፈጥሮአዊ ወይድማ ከባቢ ማለት ኣብ ውሱን ቦታ ዝግነ ሂወት ዘለዎምን ሂወት ዘይብሎምን ነገራት ጥሙር ኮይኑ መሬት ከባቢ ኣየር ብድመፂ ብጨናን ብጣዕሚ ብማሕበራዊ ጉዳያትን ስነሂወትን ዝተመልአ እዩ። ንስኩም ከ ኣብ ከባቢኩም እንታይ ዓይነት ተፈጥሮ ትረኽቡ?

ሚድያ ማለት ሰባት ብመልክዕ ኢንተርኔት ዝራከብሉ ዝነጋገርሉ እዩ፡፡ ሚድያ ማለት ሓሰብ መግለፂ ዝኮኑ ኣብዚ ሕዚ ሰዓት ብጣዕሚ ፍሉጥን ዓለም ለኻዊ መራኸቢ ኣለዉ፡፡ ንኣብነት ከም ፌስ ቡክ ፣ቲዉተር፣ ቴሌግራም ወዘተ እዮም፡፡ ማሕበራዊ ሚድያ ግዜካ ንምቅናስ ዝደለካዮ ነገር ኣብ ሓፅር ግዜ ዝገልፀልካ ዝክእል መንገዲ እዩ፡፡ ማሕበራዊ ሚድያ እንታይ ዓይንት ጥቅሚ ኣለዎ?

ዜና ኣውትር ማለት ብዛዕባ ሓደ ነገር ከም ኣርእስቲ ኣልዒልካ ጭብጢ ብዘለዎን ስርዓት ብዘለዎን መንገዲ ምዝራብ ማለት እዩ፡፡ ዜና ኣውትር ብዛዕባ ዝኮነ ዝተፈጠረ ሓዱሽ ነገር ኣቐዲምካ ትኽክለኛ ብዝኾነ መንገዲ ናብ ሰባት ምክፋል እዩ፡፡ ዜና ኣውትር ብመልክዕ ጋዜጣ፣ ቴሌብዥን ፣ ሬድዮ ብፅሕፈት። ንስኹም ከ ዜና ኣውትር ብኸመይ ትገልፅዎ?

ሱጰር ማርከት ማለስ ዝተፈላልዮ ዓይነት ኣዋሕ ዝሽይወጥዕሉ ቦት እዮ ስጰር ማርከት ካይድኻ ስእነ ነገር ስለ ዘየለን ንደቂ ሰባት ዕለታም ምነባብሮኦም የቕሉለኣለዉ ጽሬይቱን ጽፈት ንፍሉጥ ስለ ዝኾነ ንጠዕናና ዘዝ ጊ የብልናን ምሆንያቱ ኣብ ስጰር ማርከት ብዛ ይኒ ዝጣሽግ ምሙታትውን ይሽይወጥ እዮም ዝጣሽገ ምግቢን ጠዕናና ጕዳት ኣለ ውኢልኩም ተሓስቡ?

ምግቢ ማለት ንወዲ ሰብ ካብተም መስረታዊ ድልይት ዝብሃል ሓደ ኮይኖ ምግቢ ሓደ ሰብ ጠጠው ኢሉ ኽንቀሳቀስ ሰውነት ንምህናጽ ደስ ብሃሊ ናይ ሰውነት ቅርጽ ንክህለ ይጠቅም። ምግብታት ብዝተፈላሉየ መንገድታት ብምስራሕ ናብ ሰዉነትና ኽንጥቀሙሉ ንክእል ኢና። ንኣብነት ከም እንጀራ ፣ሕንበሻ ፣ቅጫ ዝተፍላለዩ ጸብሒ ሓዊስካ ምጥቃም ይከኣል ምግብ ዘይሃለወ ነይሩ እንታይ ምተመገብና ነይርና ?

ትምህርቲ ንወዲ ሰብ ኣ ኣዝዩ ብጣዕሚ ኣገዳስን ኣድላዪን ነገር ኮይኑ ትምህርቲ ማለት ፍልጠት ኮነ ሞያ ናይ ምምሃርን ምስትምሃርን ከይዲ እዩ፡፡ ትምህርቲ መጀመርታ እምበር መወዳታ ዘይብሉ ፍልጠት ንረኽበሉ መንገዲ እዩ፡፡ ትምህርቲ ዝተረጋግዐ ህይወትን ዘገናዝብ ኣእምሮን ክህልወና ኣለዎ፡፡ ዓለምና ብዘይትምህርቲ እንታይ ምኾነት ነይራ?

ሕብረተ ሰብ ማለት ናይ ደቂ ሰባት ከባብያውን ማሕበራውን ርክብ ዝገልፅ ኮይኑ ናይ ብዙሓት ስድራ ከባቢ ምትእኽኻብ እዩ፡፡ ስድራ ማለት ድማ ኽልተ ሰባት ጥምረት ብምፍጣር ብውላድ መልከዕ ናብ ብዙሐ ኣባለ ዝሰፊሕ እዩ፡፡ ቤተ ሰብ ማለት ናይ ሓደ ሰብ ናይ መጀመርታ መምህራን እዮም፡፡ ሰለማዊ ቤተ ሰብ ነኽንኮን አንታይ ኽንገብር ኣለና?

ሕብረተሰብ ማለት ናይ ደቂ ሰባት ከባብያውን ማሕበራውን ርክብ ዝገልፅ ኮይኑ ስድራ ማለት ድማ ሓደ ማእኸል ኮይኑ ማኣኸሉ ድማ ኣብ መንጎ ኸልተ ወድን ጓልን ዝፍጠር ብውላድ መልከዕ ዝዓቢ ናይ ደቂ ሰባት ምትኽኻብ እዩ፡፡ ሓደ ቤተ ሰብ ኻልኦት መርኣያ ንክኸውን ክገብሩ ዝግባእ ነገር እንተይ እዩ?

ኣብ መሠረታዊ ሎመዓት ዘጠቓለሉ ከም መንገድ ታት ወደባት ድልድያት ምዕረፉ ኣውሮብላን ሃዲድባቦር ብተወሳኸውን ናይ ማይን ፈሳስን ድርጅሳት ቤትምርትን ጥዕናን ኣገልግሎትን ብመሳሰሊ እዮም ንስ ኹምካ መሠረታዊ ልመዓት መሠረታዊ ነገር እየ ኢልኩም ተሓስብዶ።

እጽዋት ማለት ተኽሊ እናተብሃለ ዝፍለጥ ኮይኑ ፍረ ዝብላዕ ዘለዉ ክኾኒኻል ዘይብሉ ክኾኒኻል እጽዋት ከም ምድኃይንት የገልገሉ ወረቐት መሥርኂ ናይ ኸገዛ መሥርኂን ንምግብል መብሰል ይጠቅም እቲ ቐንድ ጥቕሙ ናይ እጽዋት ድማ ንደቂ ሰባት ሥርዓተ ምስትንፋስ ይጠቅም ።ምንም ዓይነት እጽዋትተዘይሔሉ ዓለምናታ ይምኾነት ነይ።

መጋይፂ ማለት ንተወሳኺ ጽባኸ ኣብ መብዛሕቲኡ ኣብ ደቂ ኣንስትዮ ኣብ ፀጕሪ ፣ኢድ፣ እግሪ ዝግበት ሓንቲ ዋልደሚ ኣትዝገብሮ ብብሃላዊ ክኾን ይኽአል ዘመናዊ መልኪዓ ኣድገብሮ መመላኽዒ ማለት እዩ፡፡ ንኣብነት ከም ኲትሻ፣ ዀሕሊ፣ ሽቐር ወርቂ ዝመሳሰሉ ኣብ ልደት ፣መርዓ ፣ጥምቀት፣ ኣሸንዳት ዝገብሮ እዩ፡፡ ኣብ መን ዓይነት በዓል ብበዝሒ መጋየፂ ትጥቀማ?

ፋሽን ማለት ኣልባሳትን ጫማል ብምፍጣርናይ ሓደ ሃገር ባህሊ መንነት ሥልጣንን ብዝኾነ ጥበብ ዝተመሎ ሥራሕ ብጨረቀ ጌኻምግላጽ መካል ማለት እዩ። ፋሽን በቢ ጊዜ ዝቕየርን ዘኅደስን እ። ፋሽን ተኻተላይ ማለት ዘለዎ ነገር ብጽረይትን ብጽፈትን ዝኽደን ሰብ እዩ ንስኩምካ ፋሽን ተኸተልቲ ዲኩም?

ፋሽን ማለት ኣልባሳትን ጫማን ብምፍጣርናይ ሓደ ሃገር ባሕሊ ምንነት ሥልጣንን ብዝኾነት ጥበብ ዝተመሎ ሥራሕ ብጀርገ ግኻ ምግላጽ ምዃል ማለስ እዩ ፋሽን በብ ጊዜ ዝቕያርን ዘኅደስን እዩ። ናብነት ኣብ ቀደሚ ጊዜ ፋሽን ዝነበረ ድኅድዝተ ወሰነ ጊዜ ብኻሊ ነገር ይቕየር ኣራኃድ ጊዜ ድማ ቐደም ዝነበረ ሕጅ ፋሹኑ ኾይተሓድስን ኑሩዮ ንስኹምካ ፋሽን ተኸተልቲ ዲኹም?

ሕጊ ኣክበርቲ ማለት ሓንታ ሃገር ካብ ናይ ገበናዊ ሥራሕትታት ነቲ ማኅበረ ሰብ ካብ ገብን ዘሕልዎ ኣካላት ማለት እዩ። ከም ፖሊስ፣ ወታደር፣ ደራጀዮም ነቲ ማሕበረ ሰብ ካብ ገብን ይከልኸሉሉ፣ ስርዐት የኽበሩ ካብ ስርቂ መቅተልቲ ዝመሳሰል ገበናት ይከልኸሉ። ታይ ዓይነት ገበን ብሕጊ የቅፅዕ ኢልኩም ተሓስቡ?

ኣትክልትን ሕምልትን ማለት ካብ ተኽልታት ንረኽቦም ናይ ምግቢ ዓይታት ኮይኖም ሕማም ተኸላኸልቲ ንጥዕናና ኣገድስት ምግብታት እዮም። ከም ቆስጣ ፣ሠላጣ፣ ጕምን፣ ሓምሊ፣ ሙዝ፣ ኣራንሽ ዝመሰሉ እዮም። ኣትክልቲን ሕምልትን ብዝተፍላለይ መንገዲ ብምጥቓም ብዙሕ ረብሓ ንረክብ ኣትክልቲእ አሕምልትን ምምጋብ ካብ ታይ ዓይነት ሕመም ክከላኸለልና ይክእል?

ብግን መስለንት ብበህላዊ ወይ ብዘመናዊ መንገዲ ሚግን ዝተፍራሌየ ምተታት ብምግዲ መልከዑ እንተመጋባይ ዝቓርበሉ ቦታ እንቲ ኾን እቲ ተገልጋሊ ዝደልዩ ደስ ብሎን ምግቢ ወይ ድማ ምስታ ብቐርሽ ከፊሉ ዝምገበሉ ቦታ እዩ። ንስኸምከ ኣብ ገዛዶ ወይ ኣቤት ምግት ምገቡ?

ጣማ ማለታ ብ እግሪ ሰብ ዝግባርና እግርና ቆርበት ምጽሓይ ብኦሪ ብኻጺ መጺን በላሕቲ ነገራት ንኸይጕዳ ሸፊኑ ዝኅዚ እዩ ጻማ ንእግርና ካብ ምክርካል ኃሊፉ ደስ ዝብልን ዘትሕበድ መልካ ኽህልዎ ይገብር ጣማ ዓለምለኸ ናይ ነዉኃት ማቃን ተብሂሉውን ይፍለጥ ንሱምኸምታዓኒት ጨማ ትገብሩ።

ምጋይ ጽማለት እንተወሳ ኽጽባቐ ዝግበሩ ከም ኲትሻ ዂሕሊ ሳኦር ጸጕሪ ናይ ከንፋር ሕብሪ ዝመታሰል ኮይኖም ኣብ ፍሊ ዝበሉ ብዓላት ከም ኣሸንዳ ጥምቀት ክርስትና መርዓልደት ዝመታሰሉ ዝግበሩ እዮም መጋይ ጺበ ኣብከባብኡ ይፈላላይልኩም ተሓስብዶ

ፋሽን ማለት ኣልባሳትን ጫማን ብምፍጣር ናይ ሓደ ሃገር ባህሊ መንነት ሥልጣነን ጥበብ ዝተመልኦ ስራሕ ብጨርቂ ጌርካ ምምራፅ ማለት እዩ። ፋሽን በቢ ጊዜ ዝቕየርን ዘሕዳስን እዩ። ፋሽን ተኻታላይ ማለት ዘለዎ ነገር ብጽርየትን ብጽፈትን ዝኽደን ሰብ እዩ። ንስኩም ከ ፋሽን ተከተልቲ ዲኩም?

ናይ ገዛ እንስሳት ክንብልክለና ኣብ ገዛ ምስ ደቂ ሰባት ብሓባር ዝነብሩ እዮም። ናይ ገዛእንስሳት ብዙኅጦመ ኣለዎም ከም መቁዓእዚያ ምግቢ ጠሙና ናይ በርኻእንሳት ዝብሃሉ ካብ ወዲ ሰብርኂሒቆም ኣብ ዱር ዝነብሩ ኮይኖም ከብ መስሕብቲ ብርይዝም ፍል ኣልባሳት ንምሥራሕ ክጠሙና ይኸሉ እዮም እንታይ ዓይነት ናይ ገዛእንስሳ ኣለኩም?

ፖሎቲካ ማለት ብጕጅለ ዘለው ዉልቀ ሰባት ብሳይንሳዊ መንገዲ ኣብ ናይ ሓባር ወብሳነ ንምብምፃሕ ዘኸአሎም ክይድ እዩ፡፡ ንሓንቲ ሃገር ነመሓድር ኢና ኢኖም ዝሓስቡ ውልቀ ሰባት ንናይ ባዕሎም ናይ ፖሎቲካ ሓሳብ ሒዘም ዝንቐኣቐስሉ እዩ፡፡ ፖሎቲካ ንሓንቲ ሃገር ኣድላይ ነገር ድዩ?

መፋልጥ ዶማለት ብዝኾነ ይኹን መንገዲ ዘለና ንበርስቲ ይኹንግዝጓሉት ብዝምልከት ሓሳብ መተልለት መንገዲ እዩ ሓድ ነገራ ኻኾን ትካል ነገር ዘለ ወጥኦሙን ጕድኣቱ ነታ ሓንክንገዘ ዘለሓይዕል ሓሳብ ዝነገሩን ዙይሠርኁን ናይ ባዕሉ መፋልጥ እትካ ዘለቦ ማካላት እዮም ንስሆምሓንታይ ዓይነት መርተፋ ይትምትወሉ።